ሕርሻን ገጠርን ክንብል ከለና ኣብ ገጠር ዝተፈላለዩ ነገራት ዝርአቲ ዝተፈላለዩ ነገራት ዝርአዩን ፤ ካብ ምግብታት ድሌታት ወዲሰብ ኩሉ ነገር ዘማልአ ከተማ ይኩን ገጠር ዘጠቃልል ናይ ኩሉ ዝሓዘ ክኾን ይክእል፡፡

ገዛን መንበርን ክንብል ከለና በቃ ሕዚ ንኣብነት ኣብ ሓደ ገጠር እኒኦ ሓቀይ ዝኾነ ሰቐላ፣ ጎጆ፣ ህድሞ ሰሪሕና በቃ ዕለታዊ መነባብሮና ኩሉ ግዜ ንቐፃላይ ይኾነና እዩ ኢልና ሰሪሕና ንነብረሉ ገዛ ።

መስተ ክንብል ከለና ኸዚ ንኣብነት ኣረቂ እኒአ። ኣረቂ ማለት እዚ ኣብ ዝኾነ ይኹን ክቡር እዩ በቃ። ንዝኾነ ይኹን ቃል ኪዳን ዝእሰረሉ መዓልቲ ኣረቂ ሒዝና ንኸይድ፣ እዚ ሓደ ካፍቶም መስተታት እዩ ማለት እዩ።

ጫማ ክንብል ከለና ሕዚ ኣእጋርና ካብ ዝተፈላለየ ነገራት ከድሕነልና ዝኽእል ሕዚ ከም ሸባቶ እኒአ፣ ሸበጥ፣ መቐር ንሰብኡት ዝውዕል ማለት እዩ። ሸባቶ ንደቂ ኣንስትዮ በዝሒ ንጥቀመሉ ነገር ከዓ ሻወር ክንገብረሉ ንኽእል ማለት እዩ።

ጥበብን ባህሊን ክንብል ከለና ንአብነት ከበሮ እኒአ ናይ ቀደም ሙዚቃ መድረፊ ነገር ከከም ዝተፈላለየ ጉዳያት ንመርዓ፣ ክርስትና ኮይኑ ዘገልግለን እዩ። ሎሚ እዃ ናብ ሙዚቃ ዝተፈላለየ ዘበናዊ ነገራት ተቀይሩ።

ትምህርቲ ክንብል ከለና ሕዚ ንኣብነት ከም ናይ ታሕተዎት ትምህርቲ እንሄ ካብ 1ይ ክሳብ 8ይ ክፍሊ ማለት ህፃውንቲ ዝማሃርሉ ናይ መዋእለ ህፃናት ትምህርቲ እንሄ፣ ካብ 9ይ ክሳብ 12 ክፍሊ መምሃር እንሄ፡፡

ፋሽን ክንብል ከለና በቢጊዜ ከከም ኩነታቱ ሕዚ ቅዱስ የሓንስ እንተኾይኑ ቅዱስ የሓንስ ሓዱሽ ሽፈን ክንጥቀም እንከለና ወይም ደሞ ኣብ ዝኾነ ይኹን ነገር ኣሸንዳ እንሄ ሓቀይ ናይ ደቂ ኣንስትዮ በዓላት ጥልፊ ፣ ጀዲድ፣ መቐነት ገይረን ክጥቀማ ከለዋ ፋሽን ንብሎ፡፡

ሙዚቃ ክንብል ከለና ሕዚ ባህላዊ ሙዚቃ ይኹን፣ ናይ ቀደም ኣዴታት ኣሸንዳ; ተፈላለዩ ነገራት ኣብ መርዓ ይኹን ኣብ ክርስትና ዝናይ ሎሚ ባህላዊ ደርፍታት እውን እኒሀ ተፈላለየ ነገራት ኣዴታትና ክደርፎኦ ከለዋ እዩ፡፡

አብዚ ዘርእየና ዘሎ አብ ዝኮነ ቦታ ናይ ራብሻና ናይ ዝተፈላለየ ግዕዝይናን ዝፍፀም ብፍላይ ድማ አብ ዓበይቲ ከተማታት ዝፍጠር እዩ፡፡ ነዚ ዘረጋግፁ ናይ ፀጥታ አክበርቲን ተባሂሎም ዝምደቡ በቢቦትኡ አለው፡፡ ፍሉይ ሽሞም እንታይ ተባሂሉ ይፍለጥ?

ዜና ክንብል ከለና ሕዚ ንኣብነት ዓለም ለኻዊ ኮንፈረንስ ዜና ዝግለጽ እንሄ ብናይ ድምፂ ወያነ ዜና በቃ ኩነታት ዓድካ እትፈልጠሉ ሓበሬታ ዝነግረካ እዩ ዜና ማለት፡፡

መዚቃ ክንብል ከለና ሕዚ ንኣብነት ናይ ቴንቤን መዝቃ ኣውርስ እንሄ፣ ባህላዊ ዴርፍታት እንሄ፣ ዝተፈላላዩ ናይ ነገር ናይ ራያ እንሄ፣ በብየ ዓዱ ባህሊ እዩ በቃ መዚቃ ንባዓሉ።

ቤት ምግብን መስተን ሰባት ካብ ዝተፈላለየ ቦታ ከይዶም ተጓዒዞም እናኸዱ ድዩ? እናተመለሱ? ኣዕሪፎም ምግቢ ምግቢ ዝበልዕሉ መስተ ዝሰትይሉን ቦታን እዩ፡፡

ኣርቴክቸር ህንፃ ስራሕን ናይ መኪና ስራሕቲ ዝተፈላለዩ ናይ ሓፂነ መፂን ዝጠቅም ኮይኑ ንኣብነት ናይ እንዳ ጋራጅ ዝተፈላለዩ ኤሌትሮኒክሳት ዘጠቃልለን እዩ።